ዜና ወተር ማለት ብዝተፈላለዩ መንገዲ ሓበሬታ ኣኪብካ ናብ ኩርናዓት ዓለም እቲ ሓበሬታታት እተመሓላልፈሉ መንገዲ እዩ፡፡ ኣብነት ብሚድያ ፣ብጋዜጣን፣ መፃሓፍትን ብሬድዩን ወዘተ ዝኣምሰሉ እዮም፡፡

ኣርማ ማለት ናይ ሓንቲ ሃገር፣ ክልል ወይከዓ ትካል መለለይ እዩ፡፡ ንኣብነት ኢትዮጵያ ናይ ባዕላ ዝኮነ መለለይ ኣለዋ፡፡ ቀይሕ፣ ብጫን ቆፃልን ዝኮነ ኣርማ ኣለዋ፡፡